እዙይ ቦታ ብተኽሊ ዝተሸፈነ ቦታ እዩ፡፡ ኣብዙይ ቦታ ድማ ሓደ መስታወቂያ ኣሎ፡፡ እቲ መታወቅያ ድማ ቤት መሸጣ መድኃኒት ኣክስማዊት ይብል፡፡